ሰባት ናብ ተፈላለዩ ቦታታት እምት ቋዐዙ እንተለዉ ንምዕራፍ ዘጥቀሙሎም ሆቴላት እዮም ብዝ መሠረትውን ደረጀኦምን ጽሬቶምን ዝኃለዉ ሆቴላት ክኸውን ኣለዎ።

ሰላም ሓፍታይ ናብ መንኪና መሸጢ ቦታ ብምኽያድ ዓቲ መሸጢ ቦታ ዝርከቡ መንኪናታት ብምዕዳግ እቲ ትደልዮ መንኪና ክትገዝብ ኪኢለ እያ።

ኣብ ማእኸል ከተማ ዝርከባ ናይ መንኪና መሸጢ ቦታ ኣዚኦም ሃፋትም ሰዋት ዝእድጉሉ ቦታ ዩ ወጋ ናይተንመኺናውን ካብተም ኣብ ካሊ ዝርከባ ከባቤታት ብጥዐሚ ዝኸበረ እዩ።

ሓትነይ ናይ ገዛ ኣቕሑት ነጋዴ እያ ዝተፈላለዩ ኣቕሑት ካብ ሃገር ዉሽጥን ካብ ደገን ብምምፃእ ናብ ዕዳጋ ብምቕራብ ትሸየጥ።

ሓወይ ናይ ባዕሉ ዝኾነ ናይ መንኪና መሸጢ ቦታ ኣለዎ ዝተፈላለዩ መንኪናታት ብጽረቶም ብዓይነቶም ብዝተፈላለይ ዋጋ ይሸጦም።

ኣጶይ ናይ ባዕሉ ኣርሊስሌየት ኣለዎ ብዙርኁ ኣዝኡ ሕጉስን ትድፋማይን ብምዃኑ ካብኡ ብዝረኸቦ ገንዘብ ዝተፈላለዩ ናይ ንግዲ ሠራሕቲ ይሠርሕ።

ትግራይ ብጦርነት ስለ ተሓሰየት እና ኣብ ጦርነት ስለ ትርከብ ናይ ኤርልሊ ስተየት ኢንቪስቲመንታ ካብ ዝተፈላለዩ ሃገራት ዝተሓተ ኢንቪስቲመንት ኣለዋ።

ኣብቲ ግራይ ብርክት ዝበሉ ናይ ገዛ ኣቕሑት ነጋዴታት ኣለዉ ኅብረተ ሰብናውን ናብኦም ብምኻድ ዘተፈላለዩ ናይ ገዛ ኣታት ብምግዛእ ግልገል ኪኢሉ እዩ።

ኣብ ኣቕራበና ዝርከቡ ናይ ገዛ ኣቕሑት ናጋድታት ብምኻድ ዘተፈላለዩ ናይ ገዛ ኣቕሑት ንምግዛ ብኽምኻልና ኣዚና ሕጉሳት ኢና።

እንዳ ምግቤት ካብቶም ሓደ ኣዋፃቲ ዝብሃሉ ናይ ንግዲ ሥረሕቲ ሓደ እንትኸውን ኣዚኻ እንተሠሪኻሉ ኽዓቢ ዘኽእል ናይ ንግዲ ሥራሕ እዩ።

ናይ ጸባ ምህርትታት ሹቓት ኣብ ዝማዕበሉ ሃገራት ኮነ ኣብ ንእሽተያት ሃገራት ዝርከብ እንትኸውን ግን ብጽሪቶምን ብኣቕርበቶምን ክፈላለዩ ይኸሉ እዮም።

ሓብተይ ባዕላቶ መሐድሮ ዎቴል ኣለዋ ኣነውን ናብቲ ዎቴል ብምቓድ ክሕገዛ እየ ብዝመሠረትውን ጽቡቕ ሥራሕ ክንሠርሕ ኪኢልና ኢና።

ኣብ ኣካባቢና ናይ መንኪና መሸጢ ቦታ ኣሎ ብርክት ዝበሉ ዓማዊ ኢል እውን ናብቲ ቦታ ብምእታው ዝተፈላለዩ መንኪናታት ይዕድጉ እዮም።